መናእሰይ ትግራይ ንምዝንጋዕ ዝጥቀምሎም ዝተፈላለዩ ቦታት ዝፍለጡ ኮይኖም ካብዚኣቶም ድማ ከም ንኣብነት እንዳ ኮራንብላ ከም ምዝንጓዕ ዝጥቀምሎም ቦታታት ሓደ እዩ፡፡

ኣካል ባህልን መንነትን ህዝቢ ትግራይ እንትከውን እዚ ድማ ኣብ ከባቢ ደቡብ ህዝቢ ትግራይ ወይ ራያ ዝክደንዎ መናእሰያት ደቂ ተባዕትዮ ዝክደንዎ ዓየነት ኣከዳድና ሽርጥ ተዓጢቆም ዘርኢ ምስሊ እዩ፡፡

ህዝቢ ትግራይ ንምዝንጋዕን ታሪካቱ ንምስናድን ካብ ዝጥቀመሎም ነገራት ሓደ ናይ መድረክ ተዋስኦ እንትከውን እዚ ኣብ መድረክ ወፅዮም ተዋሳእቲ ገፀ - ባህሪ ተላቢሶም ዘርእይዎ ምርኢት እዩ፡፡

ትግራይ ዘደንቕን ሰሓብን ገፀ መሬት ዘለዋ ቦታ ምዃና ዝፍለጥ ኮይኑ፣ እዚ ድማ ኣብ ከተማ ኣክሱም ካብ ዳዕሮ ፕያሳ እንዳተባህለ ብተለምዶ ዝፍለጥ ናይ ባህላዊ ኣቑሑ መተዓዳደጊ ቦታ እዩ፡፡

ውፅኢት ሕርሻ ካብ ዝኮኑ ህዝቢ ትግራይ ንምግብነት ካብ ዝጥቀመሎም ምግብታት ሓደ ፍራምረ ማንጎ እንትኮውን እዚኣቶም ድማ ካብ ንምግብነቶም ዝሓለፈ ንጥዕና ዓብይ እጃም ዘለዎም ዓይነታት ምግቢ እዮም።

ኣብ ትግራይ ካብ ዝርከቡ መሰረተ ልምዓታት ሓደ እንትከውን እዚ ድማ ውፅኢት ዕንፀይቲ ዝኮነ ናይ ቢሮን ናይ ገዛን ኣቁሑ ዝርከብዎም ኮይኖም ከም ንኣብነት ድማ ኣርማድዮ ናይ ቢሮ ይርከብዎም፡፡

ህዝቢ ትግራይ መግለፂ መንነቱን ባህሉን ካብ ዝኮነ ንመዘናግዒ እውን ካብ ዝጥቀመሎም ነገራት ሓደ ባህላዊ ደርፊ ትግራይ እንትከውን እዚ ድማ መግለፂ መንነትን ባህልን ትግራይ እዩ።

ህዝቢ ትግራይ ንዕለታዊ ናብርኡ ካብ ዝግልገለሎም ናይ ገዛ አቑሑ ሓደ እንትኸዉን እዚ ድማ በተለይ ኣብ ቤት መኣዲ እንጥቀመሉ መፋሕፍሒ ኮሚደረን ካልኦት አትክልትን አቕሓ እዩ።

ኣብ ትግራይ ካብ ዝርከቡ ቦታታትን ሓድግታትን እንትከውን እዚ ድማ ኣብ ከባቢ ሰሜን ምዕራብ ኣክሱም ዝርከብ ኮይኑ ናይ ንግስተ ሰባ ወይ ንግስቲ ማክዳ ቤተ መንግስቲ ተባሂሉ ዝፍለጥ ታሪካዊ ቦታ እዩ፡፡

ኣብ ትግራይ ካብ ዘለው ንምዝንጋዕ ካብ እንጥቀመሎም መዘናግዒ ቦታታት ሓደ እንትከውን፣ እዞም ቦታታት እዚኦም ድማ ካብ ከተማ ውፅእ ኢሎም ብተክልታት ሓምለዎት ቦታታትን ንፁህ ኣየር ዘለዎም ቦታታትን እዮም፡፡

እብ ትግራይ ዝተርሓሓቀ ሰብ ንምርካብን መልእኽቲ ምብፅፃሕን ካብ ንጥቀመሎም ነገራት ሓደ ፖስታ እንትከውን እዚ ድማ ፖስታ እዚ እዚ ፖስታ ተኣኪቡ ዝርከበሉ ወይ ገዛ ፖስታ የርእየና።